ዜና ዜና ማለት ካብ ተኣመንትን ፍልፍላት ብምብጋስ ግዚኡ ዝሓለወ ጠቃምን ፍፃመታት ወይ ሓበሬታታት እዮም:: ዜና ብዝተፈላላየ መልክዑ ይፍኖ ንስካትኩም ከ ኣብ ሂወትኩም እንታይ ዓይነት ዜና ሰሚዕኩም ትፈልጡ?

ሃይማኖት:- ሃይማኖት ማለት ኣብ ሞንጎ እምነት እና ንዝኣምን ሰብ ዘሎ ምትእምማን ኮይኑ፣ ኣብ ዓለመና ቡዙሓት ሃይማኖታት ኣለዉ። ቡዙሓት ሃይማኖታዊ ትምህርትታት እዉን ኣለዉ። ሃይማኖት እንታይ ጥቅሚ እንኤዎ ኢልኩም ትሓስቡ?

ገዛ መንበሪ ማለት ሓደ ውልቀ ሰብ ወይ ስድራ በዘላቕነት ወይ ብስሩዕ እንነብረሉ መንበሪ ቦታ እዩ። ካብ ጸሓይ፣ ዝናብ፣ ቁሪ ይከላኸለልና እነዕርፈሉ ቦታ እዩ። ኣበይ ኢኹም ትነብሩ ገጠር ወይ ከተማ?

ትምህርቲ፡- ትምህርቲ ማለት ደቂ ሰባት ኣተሓሳስበኦምን ክእለቶምን ፍልጠቶምን ዘስፍሕሉ፣ ዘማዕብልሉ ናይ ፍልጠት መንገዲ እዩ፡፡ ትምህርቲ ካብ ዝርከበሎም ቦታታት ድማ ዩኒቨርስቲ፣ ኮሌጅ ይጥቀሱ፡፡ ትምህርቲ ንምንታይ ይጠቅም ኢልኩም ትሓስቡ?

መሳርሒ ሰባት ንናይ ዕለታዊ ተግባር ንክፍፅሙ ዝጥቀምሉ ነገራት ወይ አቂሑ ክኮን ይክእል። ቡዙሓት መሳሪሒታት ኣለው። ኩሎም መሳርሒታት አድላዪ ኢልኩም ዶ ትሓስቡ?

ናይ ገዛ ኣቁሕታት ማለት ዕለታዊ ዕዮታት ንምስላጥ ዝጠቅሙና ኣቁሑ ኮይኖም ናይ ቢሮ ኣቁሑ ድማ ኣብ ቢሮ እንጥቀመሎም ኣቁሕታት እዮም፡፡ ኣብነት ጠረጲዛ ፣ወንበር ኣብ ቢሮኹም እንታይ እንታይ ኣቁሑ እኒአኩም?

ተፈጥሮን ኣከባቢን ማለት ኣከባቢ ኢልና እንፅወዖ ሓደ ሰብ ምስቲ ማሕበረ ሰብ ዝነብረሉ ቦታ እዩ፡፡ ተፈጥሮ ድማ ነቲ ኣብቲ ከባቢ ዝረከብ ሰብ ባህርያት ካብ ዝገልፅ ተፈጥራዊ ነገራት እዮም፡፡ ተፈጥሮን ከባቢታትን እንታይ ዘራክብ ወይ ዘጋንይ ነገር ኣለዎም?

ኣርቲክቸር፡- ኣርቲክቸር ማለት ህንፃታትን ካልኦት ናይ ተግባራይነትን መልክዕ ድሕንነትን እንዳጋናዘብና እንትንከውን ምትላምን ምፍጣርን ማለት እውን ጥንታዊ ህንፃ ዝባሃሉ ይሓ ካም ሓወልቲ ኣክሱም ዝባሃሉ እዮም ፡፡ ንስካትኩም ተድቅዎ ከ ስነ ህንፃ እንሄ ዶ?

ጥበብን ባህልን ማለት ናይ ሓደ ሕብረተሰብ መንነት ንምግላፅ ንምሕላፍን ዓብይ እጃም ይፃወት ኣብነት ቅርፃቅርፅን ሙዚቃ ስነ ፅሑፍ ስርዓተ ኣከዳድና ይጥቀሱ ። ንስኻትኩም ከ ባህልኹም ትፈትው ወይስ ተኽብሩ ዶ ?

ስድራን ብሓዳር ብደም ዝምድና ማለት ወለድና ወለድና ኣሕዋትን ዝተኣሳሰሩ ሰባት እዮም። ሕብረተሰብ ማለት ካብ ስድራ ዝዓብን ናይ ዝተፈላለዩ ቤተሰባትን ውልቀ ሰባትን ዘካትት እዩ። ሕብረተሰብ ተስማሚዑ ንኽነብር እንታይ ዓይነት ግደ ክገብር ኣለዎ ኢልኩም ትሓስቡ?

ስፖርት ስፖርት ማለት ኩሉ ዓይነት ምንቅስቓስ ኮይኑ ጥዕናና ንምሕላው ኣካላዊ ለውጢ ንምምፃእ ዝሕግዘና ምንቅስቓስ እዩ። ንኣብነት ኩዕሶ እግሪ፣ ጉያ ዝኣመሰሉ እዮም። ንስካትኩም ከ እንታይ ዓይነት ናይ ስራሕ ልምዲ እኒአኩም?

መፋለጢ ማለት ሓደ ምህርቲ ወይ ግልጋሎት ሓሳብ ካልኦት ነገራት ብዙሓት ሰባት ንኽፈልጥዎ ወይ ንምፍላጥ ዝግበር ናይ ህዝቢ ርከብ ፃዕርን እዩ። ንስኹምከ መፋለጢ ኣሚንኩም ታይ ገዚእኩም ትፈልጡ ኣብ ህይወትኹም?

ትምህርቲ፡- ትምህርቲ ማለት ደቂ ሰባት ኣብ ኣተሓሳስበኦምን ክእለቶምን ፍልጠቶምን ዘስፍሑሉን ዘማዕብሉሉን ናይ ፍልጠት መንገዲ እዩ፡፡ ትምህርቲ ካብ እንረክበሎም ቦታታት ድማ ዩኒቨርስቲ ኮሌጅ ይጥቀሱ፡፡ ትምህርቲ ንምንታይ ይጠቅም ኢልኩም ትሓስቡ?

ጫማ ማለት አብ እግሪ ዝግበር ካብ ጉድአት ረስሓት ቁሪ ካብ ኮልኦት ጓደእቲ ምክልኻል የገልግል። ጫማ ካብ ቆርበት፣ ጎማ፣ ፕላስቲክ ይስራሕ። ጫማ ካበይ ይስራሕ ኢልኩም ትሓስቡ ዶ?

ስፖር ማርኬት ማለት ወዲ ሰብ ክጥቀመሎም ዝክእል ከም ንኣብነት እንበልዖም እንሰትዮም መሕጠቢ እንጥቀመሎም ኩሉ ነገራት ሓዋዊሱ ዝሓዘ ናይ ንግዲ ቦታ እዩ። ካብ ስፖርማርኬት ብበዝሒ እትዕድግዎ ነገር እንታይ እዩ?

ስድራን ብሓዳር ብደም ዝምድና ማለት ወለድን ወለዱን ብምሉእ ኣሕዋት ዝተኣሳሰሩ ሰባት እዮም. ሕብረተሰብ ማለት ካብ ስድራ ዝዓብን ናይ ዝተፈላለዩ ቤተሰባትን ውልቀሰባትን ዘካትት እዩ። ሕብረተሰብ ተስማሚዑ ንኽነብር ታይክገብር ኣለዎ?

ንግድን ምትዕድዳግን ማለት ሂብኻ ምቕባል ማለት እዩ። ግዜኻን ጉልበትኻን ተጠቒምካ ዘፍረኻዮ ምህርቲ ንስኻ ክተፍርዮ ብለይካኣልካ ምህርቲ ምቕያር እዩ። ኣብነት ኣትኽልቲ ነፍሪ እንድሕር ኮይና ብገንዘብ ንቕይሮ። ኣብ ንግዲ ሀመይ ኢኹም?

ሕጊ ኣክበርቲ፡- ሕጊ ኣክበርቲ ማለት ብሕጊ ዝተወሃቦም ስልጣን ተጠቂሞም ሕጊ ዘክብሩ ናይ መንግስቲ ኣከላት እዮም፡፡ እዞም ኣካል እዚኦም ናይ ህዝቢ ድሕነነት ንምሕላው ገበን ንምክልካል ገበን ንዝፍፅም ቅፅዓት ዝህቡ ኣካል እዮም፡፡ ሕጊ ንምታይ ይክበር ኢልኩም ትሓስቡ?

መስተታት:- መስተታት ማለት ጠቕላላ ፈሳሲ ዝኮነ ነገር ኾይኑ ብረሃፅ ዝወፅእ ወይ ፅምኢ ንምርዋይ ዘገልግል እዩ። ንአብነት ማይ ቡናን ምስ ልስሉስ መስተ ይካተት። ካብ እትፈትውዎ ልስሉስ መስተ ከ እንታይ እዩ?

ኣትክልትን ኣሕምልትን ንደቂ ሰባት ንምግብነት ካብ ዘግልግሉ ነገራት እዮም። ብተወሳኺ ንኣብነት ከም ቆስጣ ሰላጣ ዝአመሰሉ እዮም ከብ ምግብነት ተወሳኺ ታይ ዓይነት ጥቅሚ አለዎም ኢልኩም ትሓስቡ?

መስተታት ማለት ጠቅላላ ፈሳሲ ነገር ኮይኑ ብምዉሓጥ ወይ ፅምኢ ንምርዋይ ዘገልግል እዪ። ንአብነት ማይ፣ ሻሂ፣ ቡና፣ ሜስ፣ ፣ ልስሉስ መስተን የካትቱ ንስኩም ከ ኣብ ሂውትኩም ታይ ዓይነት መስተ ትፈትዪ?

ኣትክልትን ኣሕምልትን ማለት ንደቂ ሰባት ንምግብነት ካብ ዘገልግሉ ነገራት እቶም ብተወሳኪ ን ኣብነት ቆስጣ፡ሰላጣ ዝመሰሉ እዮም። ኣትክልትን ኣሕምልትን ካብ ዓይነታት ብተወሳኪ እንታይ ዓይነት ጥቅሚ ይህልዎ ኢልኩም ትሓስቡ?

ዜና፡- ዜና ማለት ካብ ተኣመንትን ፍልፍላት ንምጥቃስ ግዚኡ ዝሓለወን ጠቃሚን ነፃነታት ወይ ሐበሬታ እዩ። ዜና ብዝተፈላለዩ መንገድታት ክፍነው ይክእል ።ንስካትኩም ከ ኣብ ሂወትኩም ዜና ሰሚዕኩም ትፈልጡ ዶ?

ስድራ ብሓዳር ብደም ዝምድና ማለት ዉን ዉሉድን ወላድን አሕዋትን ዝተአሳስርሉን ሰባት እዮም ሕብረተሰብ ማለት ካብ ስድራ ልዓብን ናይ ዝተፈላለዩ ቤተሰባት ዉልቀሰባት ዘካትት እዪ:: ሕብረተሰብ ተስማዕሚዑ ነክነብር ታይ ክገብር አለዎ ?

ንግዲን ምትዕድዳግን ማለት ሂብካ ምቅባል ማለት እዩ። ግዜኻን ጉልበትካን ተጠቂምካ ለፍረኻዮም ምህርቲ ንስኻ ክተፍርዮ ብለይኻኣልካ ምህርቲ ምቅያር ማለት እዩ። ኣብነት ኣትክልቲ ነፍሪ እንድሕር ኮይና ብገንዘብ ንቅይሮ ኣብ ንግዲ ለለኩም ኣራእያ ሀመይ ኢኩም?

ገዛን መንበርን ማለት ሓደ ወድሰብ ወይ ስድራ ብዘላቅነት ስሩዕ መንበሪ ቦታ እዩ ::ካብ ዝናብ፣ ፅሓይ ፣ቁሪ ንከላከለሉ ነዕርፈሉ ቦታ እዩ ።መንበሪኹም ገጠር ዶ ከተማ ክኾን ትደልዩ ?

ስድራን ብሓባር ብደም ዝምድና ማለት ወለድን ዉሉድን ኣሕዋት ዝተኣሰርሉ ስባት እዮም። ሕብረተሰብ ማለት ካብ ስድራ ዝዓብን ናይ ዝተፈላለዩ ቤተሰብን ዉልቀ ሰብን ዘካትት እዩ ።ሕብረተሰብ ተስማዕሚዑ ንክነብር እንታይ ክገብር እንእየዎ?

ንግደን ምትዕድዳግን ማለት ሂብካ ምቅባል ማለት እዩ፡፡ ግዜካን ጉልበትካን ተጠቂምካ ዘፍራካዮ ምህርቲ ንስካ ክተፍርዮ ዘይከኣልካ ምህርቲ ምቅያር ማለት እዩ፡፡ ኣብነት ኣትክልቲ እንድሕር ነፍሪ ኮይንና ብ ገንዘብ ንቅይሮ። ኣብ ንግዲ ዘለኩ ኣረኣእያ ከመይ ኢኩም?

ሙዚቃ፡- ሙዚቃ ማለት ናይ ደቂ ሰባት ስምዒት ዝገልፅ ኾይኑ ዘዘናግዑን ስሚዒት ዘነቃቅሑ ናይ ድምፂ ጥበብ እዮም፡፡ ንስኻትኩም ኸ እንታይ ዓይነት ሙዚቃ ኣዳሚፅኩም ትፈልጡ?

መጋየፂ ማለት ነገራት ሙልካዕን ስሓብትን ንምግባር ዝግበር ዝኮነ ይኩን ዓይነት ተግባርን ዕላሙኡ ለ ንብዙሕ ግዜ ፅባቀ ንምፍፃር ፍልይ ንምባል ዝግበር ነገር እዩ። ካብቶም ክነግይፆሎም እንክእል እና ኢልኩም እትሓስብዎም ነገራት እንታይ እንታይ እዮም?

ሙዚቃ ማለት ናይ ደቂ ሰባት ስሚዒት ዝገልጽ ኮይኑ ዘዛንግዑ፣ ዘምህሩ፣ ዘነቃቅሑ ናይ ድምጺ ጥበብ አዮም። ንስኹም ኸ እንታይ እንታይ ዓይነት ሙዚቃ ሰሚዕኽም ትፈልጡ?

ናይ ገዛ ኣቁሑታት ማለት ዕለታዊ ዕዮታት ንምስላጥ ዝጠቅሙና ኣቁሑ ኮይኖም ናይ ቢሮ ኣቁሑ ድማ ኣብ ቢሮ እንጥቀመሎም ኣቁሑ እዮም። ኣብነት ጤረጴዛ ፣ ወንበር ኣብ ቢሮኩም እንታይ እንታይ ኣቁሑ እንይኤኩም?

ሕርሻ ማለት ንደቂ ሰባትን እንስሳትን ንምግብነት እንጥቀመሎም ነገራት ንምግናይ ዝጠቅመና እዩ፡፡ ሕርሻ ድማ መብዛሕትኡ ግዜ ኣብ ገጠር ከባቢን ዝካየድ ስራሕ እዩ፡፡ ኣብ ዓድና ሕርሻ ዘመናዊ መንገዲ ንምምፃእ እንታይ ዕላማ ኣሎኩም?

መሳርሒ መሳርሒ ማለት ሰባት ናይ ዕለታዊ ተግባር ንክፍፁሙ ኢሎም ዝጥቀምሎም ናይ ነገራት ወይ ኣቁሑት ክከውን ይክእል። ብዙሓት መሳርሕታት እውን ኣለው። ኩሎም መሳርሒታት ኣድለይቲ ድ እዮም ኢልኩም ትሓስቡ?

እፅዋት ኢልና እንፅዉዖም ኣብ ሓደ ከባቢ ዝርከቡ ንእሽተይን ዓብይን ተክልታት ኮይኖም ዝተፈላለዩ ግልጋሎት ዝዉዕሉ እዮም። ንኣብነት ከም መድሓኒ ነዳዲ ወዘተ እፅዋት ካብ ምንታይ ይርከቡ ኢልኩም ትሓስቡ ወይ ካብ ምንታይ ንበልኩም?

ፀጉሪ ፀጉሪ ማለት ኣብ ደቂ ሰባት ካሊእ መጥበብቲ እንስሳታት ኣብ ልዕሊ ቆርበት ዝበቁል ክሪ ዝመስል እዩ ።ጥቅምታት ፀጉሪ ካብ እንብሎም ሙቀት ይከላከል መጋየፅን ብምኮን ይጠቅም። ንስካትኩም ከ ፀጉሪ ንምንታይ ይጠቅም ኢልኩም ትሓስቡ?

መፋለጢ፡- መፋለጢ ማለት ሓደ ምህርቲ ወይ ግልጋሎት ሓሳብ ወይ ካልኦት ነገራት ቡዙሓት ሰባት ንክፈልጥዎ ወይ ንምፍላጥ ዝግበር ናይ ህዝቢ ርክብ ፃዕሪ እዩ፡፡ ንስካትኩም ኸ መፋለጢ ኣሚንኹም እንታይ ገዚእኹም ትፈልጡ ኣብ ሂወትኹም?

መጋየፂ፦ መጋየፂ ማለት ነገራት ምልኩዓትን ሰሓብትን ንምግባር ዝግበር ዝኾነይኹን ተግባር እዩ። ዕላማና ድማ ብዙሕ ጊዜ ፅባቐ ምፍጣርን ፍልይ ዝበለ ምግባርን እዩ። ካብቶም መጋየፂ ኢልኩም ትሓስብዎ እንታይን እንታይን እዮም?

እጽዋት ማለት ኣብ ምድሪ ዝግነዩ ብዓርሶም ምግቦም ዘዳልዩ ሂወት ዘለዎም ነገራት ብምልኦም እዮም እዚኣቶም እዉን ከም ኣትክልቲ ሱራት ቆጥቋጥን ቆልቋልን የጠቃልል እፅዋት ንወዲ ሰብ እንታይ ዓይነት ጥቅሚ ኣለዎ?

ፖለቲካ፦ ፖለቲካ ማለት ሕብረተሰብ ከመይ ክማሓደር ስልጣን ከመይ ክመቃቀል ከምዘለዎ ውሳነታት ከመይ ከምዝግበር ሕብረተሰብ ከመይ ክመሓደር ዝውስን ከይዲ እዩ። ፖለቲካዊ ዕብየት ኣብ ዓድና አበይ ደረጃ ይከውን ኢልኩም ክትሓስቡ ትክእሉ?

ቤት ምግብን መስተን ዝተፈላለዩ ሕብረተሰባት ናይ ምግብን መሰረትን ግልጋሎት ዝህቡ ኮይኖም ዝተፈላለዩ ናይ ምግብን መስተን ኣቅርቦ ዘቅርቡሉ። ኩሎም ቤት ምግበን መስተን ደስ ይብሉ ዶ ከመይ እዩ ንኣካትኩም ዘለኩም ኣረኣእያ ግለፁ?

ናይ ገዛ ኣቑሑት ማለት ሰባት ኣብ መንበሪኦም ዝርከቡ ኮይኖም እዚ ድማ ዝተፈላለየ መሳርሕታት ይቐርቡ፡፡ ኣብነት መንከሽከሽ፣ መኾስተር፣ ሸሓነ ወዘተ ኣብ ገዛ ኣቑሑ ምስ ባህልታት ዝተኣሳሰረ ነገር ኣለዎም ዶ?

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካሊእ ቦታ ዝንቀሳቀስሉ ስርዓት ኮይኑ ተሽከርከርቲ ድማ ሰባት ነገራትን ንምጉዕዓዝ ዝጥቀመሉ ማሽን እዩ። ንኣብነት መኪና፣ ባቡር ዝኣመሰሉ። ንስካትኩምም ከ ንምቅስቃስ እንታይ ትጥቀሙ?

ንግድን ምትዕድዳግን ማለት ሂብኻ ምቕባል ማለት እዩ። ግዜኻን ጉልበትኻ ተጠቒምካ ለፍረኻዮ ምህርቲ ንስኻ ክተፍርዮ ብለይ ኻኣልካዮ ምህርቲ ምቕያር ማለት እዩ። ንኣብነት ኣትኽልቲ ነፍሪ እንተኾይና ብገንዘብ ንቕይሮ። ኣብ ንግዲ ከመይ ኢኹም?

መፋለጢ ማለት ዝኾነ ሰብ ሓድሽ ሓሳብ ሒዙ ናብ ተግባር አዉዒሉ ነቲ ሕብረተሰብ ብዝተፈላለዪ መንገዲ አለልዪ እቲ ሓዱሽ ነገር አብ ዘሎ ቦታ ንምዉዓልዝጠቅም እዪ ።መፋለጢ ንምስራሕ እንታይ እንታይ የድሊ?

ገዛ መንበሪ ማለት ሓደ ሰብ ወይ ስድራ ብዘላቅነት ወይ ስሩዕ መንበሪ ቦታ እዩ። ካብ ዝናብ ፣ፀሓይ፣ ቈሪ ፣ንፋስ ክከላኸል ይክእል። ንስኻቱኩም ከ መንበሪኩም ገጠር ዶ ወይስ ከተማ እንትኮን ዝበለፀ?

ሕርሻን ግብርናን፡- ሕርሻ ማለት ንደቂ ሰባትን ንእንስሳን ንምግብነት እንጥቀመሎም ነገራት ንምግናይ ይጠቅመና እዩ፡፡ ሕርሻ ድማ ምብዛሕትኡ ግዛ ኣብ ገጠር ኣከባቢ ዝከየድ ስራሕ እዩ፡፡ ኣብ ዓድና ሕርሻ ንምንታይ ይጠቅም ኢልኩም ትሓስቡ?

ሃይማኖት ፦ ሃይማኖት ማለት ኣብ ሞንጎ እምነትካ እቱይ ዝኣምን ሰብ ዘሎ ምትእምማን ኮይኑ ኣብ ዓለምና ብዙሓት ሃይማኖታት ኣለው። ብዙሓት ሃይማኖታት ትምህርትታት እውን አለው። ንስኻትኩም ከ እንታይ ዓይነት ሃይማኖት ተኸተልቲ ኢኹም?

ስፖርማርኬት ስፖር ማርኬት ማለት ወዲ ሰብ ክጥቀመሎም ዝክእል ንኣብነት እንበልዐሎም , እንሰትየሎም ንመሕፀቢ እንጥቀመሎም ኩሉ ነገራት ሓውሳም ዝሓዘ ናይ ንግዲ ቦታ እዩ። ካብቶም ካብ ስፖር ማርኬት ብበዝሒ ትዕዱጉ ነገር እንታይ እዩ?

ስራሕ፡ ስራሕ ማለት ንወዲሰብ ወሳኒ ነገር ኮይኑ ሂወቱን ስድርኡን ንምምሕያሽ ዝግበር ናይ ኣእምሮ ወይ ናይ ጉልበት ፃዕሪ እዩ፡፡ ንስካትኩም ከ ኣብ ምንታይ ዓይነት ወይ ዘርፊ ተዋፊርኩም ትፈልጡ?

'ተፈጥሮን ከባብን' ከባቢ ኢልና ንፅውዖ ሓደ ሰብ ምስቲ ማሕበረሰብ ዝነብረሉ ቦታ እዩ ተፈጥሮ ድማ ነቲ ኣብ ከባቢ ዝርከብ ሰብ ባህርያቱ ካብ ዝገልፅ ተፈጥራዊ ነገራት እዮ። ተፈጥሮን ከባብን እንታይ ደስ ዝብል ነገር ኣለዎም?

መጋየፂ፦ መጋየፂ ማለት ነገራት ምልኩዓትን ስሓብትን ንምግባር ዝግበር ዝኾነ ይኹን ዓይነት ተግባር እዩ። ዕላሙኡ ለ ብዙሕ ግዜ ፅባቀ ምፍጣር ፍልይ ዝበለ ምግባርን እዩ። ካብቶም እነግይፆም እንክእል ነገራት ኢልኩም እትሓስብዎም እንታይ እንታይ እዮም?

ፖለቲካ ማለት ሕብረተሰብ ከመይ ክመሓደር ፣ ስልጣን ከመይ ክመቃቅል ከም ዘለዎ፣ ውሳነታት ከመይ ከም ዝግበር ፣ ማሕበረሰብና ከመይ ክመሓደር ዝውስን ከይዲ እዩ፡፡ ፖለቲካ ዕብየት ዓድና አብ ምንታይ ደረጃ ከም ዘሎ ይመስለኩም?

መሳርሒ ፦መሳርሒ ማለት ሰባት ናይ ዕለታዊ ተግባር ክፍፅምሉ ዝጥቀምሉ ነገራት ወይ ኣቑሑ ክከውን ይክእል እዩ። ብዙሓት መሳርሒ ኣለው። ኩሎም ዓይነት መሳርሒ ኣቑሑ ኣድለይቲ እዮም ኢልኩ ድኩም ትሓስቡ?

ሃይማኖት ማለት እምነት መሰረት ገይሩ ስርዓት ትምህርቲ ወይ ናይ ኣምልኾ መንገዲ ማለት እዩ። ሃይማኖት ናይ ሞራል ስነ ምግባር መምርሒ ዘጠቓለለ እዩ። ናይ ኣምልኾ ስርዓትና ልምዲ ንኣብነት ፀሎት፣ መስዋእቲ ፣በዓል የካትት። ንስኻትኩምከ ኣብ እምነትኩም ዘለኩም ኣረኣእያ ከመይ እዩ?

ናይ ገዛ እንስሳት እንብሎም ምስ ወዲ ሰብ ተላሚዶም ክነብሩ ዝክእሉ እንስሳ ኮይኖም ከም ዱሙ ፣ከልቢ ዝመሰሉ እዮም። ናይ ዱር እንስሳ ምስ ወዲ ሰብ ተሓውሶም ክነብሩ ዘይክእሉ እዮም። ኣብነት ነብሪ፣ ኣንበሳ ካብ ናይ ዱር እንስሳት እትፈርሕዎ ሓደ ግለፅ?

ፖለቲካ ማለት ሕብረትሰብ ከመይ ክመሓደር ስልጣን ከመይ ክመቃቀል ከምዘለዎን ዉሳነታት ከመይ ከምዝግበር ማሕበረሰብና ከመይ ክመሓደር ዝዉስን ኣካል እዩ ፖለቲካ ዕብየት ኣብ ዓድና ኣበይ ደረጃ ንሓስቦ?

ኣርቲክቸር ኣርቲክቸር ማለት ህንፃታት ካልኦት መዋእላት ተግባራዊነትን መልክዕ ድሕንነትን ብምግንዛብ መልክዑ ምትላምን ምፍጣርን ማለት እዩ ፡፡ጥንታዊ ስነ-ህንፃ ዝባሃሉ ከም የሓ፣ ሓወልቲ ኣክሱም እዮም፡፡ ንስኻትኩም እተድንቕዋ ጥንታዊ ስነ-ህንፃ እኒኦ ዶ?

ጫማ- ጫማ ማለት ኣብ እግሪ ዝግበር ካብ ጉድኣት፣ ርስሓት፣ ቁሪ ካልኦት ጉድኣት ንምክልካል የገልግል። ጫማ ካብ ቆርበት፣ ጎማ ፣ፕላስቲክ፣ ጨርቂ ክስራሕ ይክእል። ብተውሳኺ ጫማ ካበይ ይስራሕ ኢልኩም ትሓስቡ ?

ሃይማኖት ሃይማኖት ማለት ኣብ መንጎ እምነትካ እቲ ዝእመን ሰብ ዘሎ ምትእምማን ኮይኑ ኣብ ዓለምና ብዙሓት ሃይማኖታት ኣለው፡፡ ብዙሓት ሃይማኖታዊ ትምህርትታት እውን ኣለው፡፡ ሃይማኖት ኣብ ሂወትኩም እንታይ ዓይነት ጥቕሚ ወይ እንታይ ዓይነት ረብሓ ኣለዎ?

መሰረተ-ልምዓት፡- መሰረተ ልምዓት ማለት ብሓባር ዝግልገለሎም ኮይኖም ከም ሆስፒታል፣ ፅርግያ፣ ሓይሊ መብራህቲ፣ ባንኪ፣ ቤት ትምህርቲ ከም ኣብነት ይጥቀሱ፡፡ ኣብ ዓድና እኹል ዝኾነ መሰረታዊ ልምዓት እኒአ ኢልኩም ትሓስቡ ዶ?

ኣርክቴክቸር ማለት ህንፃታትን ካልኦት መዋእላትን ተግባራውነትን መልክዕን ድሕንነትን ብዘገናዘበ መልክዑ ምቕላምን ምፍጣርን ማለት እዩ። ስነ-ህንፃ ዝበሃሉ ይሓ፣ ሓወልቲ ኣክሱም ኣብ ኣብነት ይጥቀሱ ። ንስካትኩም ከተድንቅዎም እኒሀው ዶ?

ስራሕ፡- ስራሕ ማለት ንወዲሰብ ወሳኒ ነገር ኮይኑ ፤ሂወቶም፣ ስድርኦም ንምምሕዳር ዝግበር ናይ አእምሮ ወይ ናይ ጉልበት ፃዕሪ እዩ። ንስኹም ከ አብ ምንታይ ምንታይ ዓይነት ስራሕ ተዋፊርኩም ትፈልጡ?

ሱፐር ማርኬት ሱፐር ማርኬት ማለት ወዲ ሰብ ክጥቀመሎም ዝኽእል ንኣብነት ከም ንበልዐሎም ንሰትየሎም ንመሕፀቢ ንጥቀመሎም ኩሉ ነገራት ሓዊሱ ዝሓዘ ናይ ምግቢ ቦታ እዩ፡፡ ካብ ሱፐር ማርኬት በዝሒ ትዕድግዎ ነገር እንታይ እዩ?

ትምህርቲ ፦ትምህርቲ ማለት ደቂ ሰባት አተሓሳስበኦም ክእለቶምን ፍልጠቶምን ዘስፍሕሉን ዘማዕብልሉን ናይ ፍልጠት መንገዲ እዪ። ትምህረቲ ካብ እነረክበሎም ቦታታት ድማ ዪኒቨርስቲ ፣ኮሌጅ ይጥቀሱ ።ትምህርቲ ንምንታይ ይጠቅምና ኢልኩም ዶ ትሓስቡ?

ንግድን ምትዕድዳግን ማለት ሂብካ ምቕባል ማለት እዩ ።ግዜኻን ጉልበትካን ተጠቒምካ ዘፍረኻዮ ምህርቲ ንስኻ ክተፍርዮ ዘይካኣልካ ምህርቲ ምቅያር እዩ። ኣብነት ኣትክልቲ ነፍሪ እንድሕር ኮይና ብገንዘብ ንቅይሮ ።ኣብ ንግዲ ከመይ ኢኹም ንስኻትኩም ከ?

ንግድን ምትዕድዳግን ማለት ሂብካ ምቅባል ማለት እዩ። ብግዚኡ ግዜካን ጉልበትካን ተጠቂምካ ዘፍረካዮም ምህርትታት ክተፍርዮ ዘይከኣልካዮ ምህርቲ ምቅያር ማለት እዩ። ንኣብነት ኣትክልትን ፍራምረን እንድሕር ኮይና ብገንዘብ ንቅይሮ። ኣብ ንግዲ ከመይ ኢኹም?

መስተታት መስተታት ማለት ጠቕላላ ፈሳሲ ነገር ኮይኑ፣ ንምውሓጥ ወይ ፅምኢ ንምርዋይ ዘገልግል እዩ። ንኣብነት ማይ ፣ሻሂ፣ ቡና፣ ሜስ፣ ልስሉስ መስተ የካትት። ካብ እትፈትዎ ዓይነታት ልስሉስ መስተ ግለፁ?

ገዛን መንበሪን ማለት ሓደ ዉልቀ ሰብ ወይ ስድራ ብዘላቅነት ወይ በስሩዕ ንነብረሉ ናይ መንበሪ ቦታ እዪ ካብ ፀሓይ ዝናብቁሪ ይከላከል ነዕርፈሉ ቦታ እዪ ። አበይ ትነብሩ ትደልዪ ገጠር ወይ ከተማ?

ዜና ማለት ካብ ተኣመንትን ፍልፍላትን ብምብጋስ ግዜኡ ዝሓለየን ጠቃምን ፍጻመታት ወይ ሓቤረታ እዮም ።ዜና ብዝተፈላላአዩ መንገድታት ይፍኖ። ንስኻትኩም ከ ዜና ሪኢኩም ትፈልጡ ዶ?

ኣርትክቸር ማለት ህንፃታትን ካልኦት መዋቅራትን ተግባራዊነትን መልክዕን ድሕንነትን እንደጋናዘበ መልክዑ ምትላምን ምፍጣርን ማለት እዩ፡፡ ጥንታዊ ስነ ህንፃ ዝባሃሉ ይሓ፣ ሓወልቲ ኣክሱም ከም ኣብነት ይጥቀሱ፡፡ ንስካትኩም ከ ተድንቅዎ ጥንታዊ ስነ ህንፃ እኒኤ ዶ?

ማሽን ፦ማሽን ማለት ካብ ሓደ ካብ ካሊእ ጉልበት ናብ ካሊእ ጉልበት ንምቅያር ዝጠቅመና እዩ። ንደቂ ሰባት ድማ ግዜ ንምቁጣብ ይጠቅመና። ኣብ ከባቢኩም ካብ እትጥቀሙሎም ማሽን እስኪ ግለፅሉና?

ፋሽን ፋሽን ማለት ናይ ሰባት መንነት ድሌት ዝገልጽ ዓርሰ እምነት ንክህልወና ዝገብር ኮይኑ ኣብ ክዳዉንቲ ጫማ፣ ናይ ፀጉሪ ኣሰራርሓ፣ ናይ ቅዲ ለዉጢ ማለት እዩ ። ንስኹም ከ ፋሽን ተኸተልቲ ዲኹም ከመይ ኢኹም?

ፀጉሪ ማለት ኣብ ደቂ ሰባትን ኣብ ካልኦትነገራትን እንስሳታሰትን ኣብ ልዕሊ ቆርበት ዝወቅል ክሪ ዝመስል ነገር እዩ፡፡ ጥቅመታት ፀጉሪታት ካብ እንብሎም ሙቀት ይከላለክል መጋየፅን መፍለይን ቆርበት ፡፡ ጉድኣት ይከላከል፡፡ ንስኩም ከ ንምንታይ ይጠቅም ኢልኩም ትሓስቡ?

ሙዚቃ፦ ሙዚቃ ማለት ናይ ደቂ ሰባት ስምዒት ዝገልፅ ኮይኖም ዘዘናግዑ፣ ዘምህሩ፣ ዘነቃቅሑ ናይ ድምፂ ጥበብ እዮም። ንስካትኹም ኸ ኣብ ህይወትኹም እንታይ እንታይ ዓይነት ሙዚቃ ኣዳሚፅኹም ትፈልጡ?

መጋየፂ ማለት ነገራት ሙልኩዓትን ሰሓብትን ንምግባር ዝግበር ዝኾነ ይኹን ዓይነት ተግባር እዩ ዕላመኡ ለ ብዙሕ ግዜ ፅባቐ ምፍጣርን ፈልይ ዝብል ምግባርን እዩ ።ካብቶም ነግይፆም እንኽእል ነገራት ኢልኩም ትሓስብዎም ትኽእሉ እንታይ እንታይ እዮም ?

ፓለቲካ ማለት ሕብረተሰብ ከመይ ከምዝመሓደር፣ ከመይ ስርዓት ከም ዝምራሕን ካልኦትን የጠቃልል።

ገዛን መንበርን ገዛን መንበርን ማለት ሓደ ሰብ ወይ ስድራ ብዘላቅነት ስሩዕ መንበሪ ቦታ እዩ፡፡ ካብ ዝናብ ቁሪ ክንከላከለሉ ንክእል፡፡ መንበሪኩም ገጠር ዶስ ከተማ ኣበይ ኢኩም ትነብሩ?

ዝምድና ማለት ድማ ወላድን ውሉድን ኣሕዋትን ዝተኣሳሰሩ ሰባት እዮም። ሕብረተሰብ ማለት ካብ ስድራ ዝዓብን ናይ ዝተፈላለዩ ሰባትን ውልቀ ሰባትን ዘካትት ኣዩ። ሕብረተሰብ ተፅናዕኒዑ ክነብር እንታይ ግደ ክፃወት ኣለዎ ኢልኩም ትሓስቡ?

ማሽን ማለት ካብ ሓደ ጉልበት ናብ ካሊእ ጉልበት ንምቅያር ዝጠቕመና እዩ። ን ደቂ ሰባት ድማ ግዜ ንምቁጣብ ይጠቅምና። ኣብ ከባቢኩም ካብ ትጥቅሙዎም ማሽን ግለፁ?

ገዛን መንበሪን ማለት ሓደ ሰብ ወይ ስድራ ቀዋሚ ወይ ስሩዕ መንበሪ ቦታ እዪ ካብ ዝናብ ፀሐይ ቁሪ ንከላከለሉን ዘዕርፈሉ ቦታ እዪ ። መንበሪኹም ገጠር ዶ ወይስ ከተማ ክኾን ትደልዪ ?

ኣርማ :-ኣርማ ማለት ናይ ሓደ ዝኾነ ዓይነት ግልጋሎት እንረክበሉ ቦታ ንምፍላይን ንኣብነት ከም ንግዲ ትካላት፣ ማሕበራዊ ትካላት ካልኦትን ዝአመሰሉ ንምፍላይ ዝጥቀመሉ፡፡ ንስካትኩም ከ ብፍሉይ እትዝክርዎ ኣርማ ኣለኩም ዶ?

ናይ ገዛ ኣቁሑታት ማለት ዕለታዊ ዕዮታት ንምስላጥ ዝጠቅሙና ኣቁሑት ኮይኖም ናይ ቢሮ ኣቁሑት ድማ ኣብ ቢሮ እንጥቀመሎም ኣቁሑት እዮም ። ኣብነት፦ ጠረጰዛ ኣቁሑ ኣብ ቢሮኩም እንታይ እንታይ ዓይነት ኣቁሑት እንሄኩም ወይ ከዓ እንታይ እንታይ ኣቁሑት ትጥቀሙ?

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካልእ ቦታ ዝንቀሳቀስሉ ስርዓት ኮይኑ ተሽከርከረቲ ድማ ሰባትን ነገራትን ንምጉዕዓዝ ዝጥቀምሎም ማሽናት እዮም ።ንአብነት መኪና ባቡር ንስኹም ከ ንምንቅስቃስ ታይ ትጥቀሙ ?

መጋየፂ መጋየፂ ማለት ነገራት ምልኩዓትን ሰሓብትን ንምግባር ዝግበር ዝኾነ ይኹን ዓይነት ተግባር እዩ፡፡ ዕላሙኡ እውን ግዜ ፅባቀ ንምፍጣርን ፍልይ ዝበለ ምግባረ እዩ፡፡ ካብቶም እነጊፆም ነገራት ኢልኩም እትሓስብዎ እንታይ እንታይ እዩ?

መፋለጢ፡- መፋለጢ ማለት ሓደ ምህርቲ ወይ ግልጋሎት ሓሰብ ንካልኦት ነገራት ቡዙሓት ሰባት ክፈልጥዎ ወይ ምፍላጥ ዝግብርዎ ናይ ህዝቢ ርክብ ፃዕሪ እዩ፡፡ ንስኹም ኸ መሳርሒ ኣሚንኹም እንታይ ገዚእኹም ትፈልጡ? ወይ መፋሊ ኣሚንኹም እንታይ ሰሪሕኹም ትፈልጡ?

ስራሕ ማለት ንወድሰብ ወሳኒ ነገር ኮይኑ ሂወቱን ስድርኡን ንምቅያር ዝግበር ናይ አእምሮ ወይ ናይ ጉልበት ፃዕሪ እዩ። ንስካትኩም ከ አብ ምንታይ ዓይነት ስራሕ ወይ አብ ምንታይ ዓይነት ዘርፊ ተዋፊርኩም ትፈልጡ።

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካሊእ ቦታ ዝንቀሳቀስሉ ስርዓት ኮይኑ ተሽከርከርቲ ድማ ሰባት ነገራትን ንምጉዓዝ እንጥቀመሎም ነገራት እዮም፡፡ ንኣብነት መኪና፣ ባቡር፣ ንስካትኩም ከ ንምቅስቃስ እንታይ ትጥቀሙ?

ሃይማኖት ሃይማኖት ማለት ኣብ ሞንጎ እምነትካን ትዝኣምኖን ሰብን ዘሎ ምትእምማን ኮይኑ ኣብ ዓለምና ብዙሓት ሃይማኖት ኣለዉ። ብዙሓት ሃይማኖታዊ ትምህርትታት እውን ኣለው። ሃይማኖት እንታይ ዓይነት ጥቅሚ ኣለዎ?

ምግብታት ምግብታት እዚ ካብ ምግቢ ዝብል ነፀላ ስም ዝተወሰደ ኾይኑ ንብዙሓት ምግቢ እንተገልግል ድማ ምግብታት ንብሎም፡፡ ምግብታት ምስ ከባብያዊ ኣካላት ዘራኽቦ ነገር እንታይ እዩ?

ምግብታት: ምግብታት ማለት እዚ ካብ ምግብ ዝብል ነፀላ ስም ዝተወሰደ ኮይኑ ንብዝሓት ምግቢ ዘግልግሎም ድማ ምግብታት ንብሎም ምግብታት ምስ ከባቢ ዘራክብ ነገር እንታይ እዩ ኢልኩም ተሓስቡ ትክእሉ ?

ፖለቲካ ማለት ሕብረተሰብ ሀመይ ክመሓደሩ፣ ስልጣን ሀመይ ክመቓቐሉ ከምዘለዎም፣ ውሳነታት ሀመይ ከምዝግበር፣ ማሕበረሰብ ሀመይ ከምዝመሓደር ልውስን ከይዲ እዩ፡፡ ፖለቲካዊ ዕብየት ኣብ ዓድና ኣበይ ደረጃ ኣሎ ኢልኩም ትሓስቡ?

ስፓርማርኬት፦ ስፓርማርኬት ማለት ወዲሰብ ክጥቀመሎም ልኽእል ንኣብነት እንበልዖም፣ እንሰትዮም ፣መሕፀቢ እንጥቀመሎም ኩሉ ነገራት ሓዊሱ ዘሓዘ ናይ ንግዲ ቦታ እዩ ።ካብ ሱፐርማርኬት ብበዝሒ ትዕድግዎ ነገር እንታይ እዩ?

ኣርማ፦ ኣርማ ማለት ናይ ሓደ ዝኾነ ዓይነት ግልጋሎት ንረኽበሉ ቦታ ምፍላይ ማለት እዩ፡፡ ንኣብነት ከም ንግዲ ትካላት፣ መንግስቲ ትካላት እዩ፡፡ ብፍሉይ ንስኹም ትዝክርዎ ኣርማ ኣለኩም ዶ?

ኣትክልትን ኣሕምልቲ ማለት ንደቂ ሰባት ንምግብነት ካብ ዘገልግሉ ነገራት እዮም። ብተወሳኺ ንኣብነት ከም ቆስጣ ፣ስላጣን ፣ጎመን ዝመሳሰሉ እዮም። ኣትክትልትን ኣሕምልትን ካብ ምግብነት ብተወሳኺ እንታይ ዓይነት ረብሓ ኣለዎም ኢልኩም ትሓስቡ ።

ገዛ መንበሪ ማለት ሓደ ዉልቀ ሰብ ወይ ስድራ ንዘላቅነት ወይ ስሩዕ ዝነብረሉ መንበሪ እዩ። ካብ ፀሓይ ፣ዝናብ ፣ቁሪ ይከላከለልና ነዕርፈሉ ቦታ እዩ። ኣበይ ኢኩም ትነብሩ ገጠር ዶ ወይስ ከተማ?

ትራንስፖርት : ትራንስፖርት ሰባት ነገራት ካብ ሓደ ቦታ ናብ ካሊእ ቦታ ዘንቀሳቀስሉ ስርዓት ኮይኑ ተሽከርከርቲ ድማ ሰባት ነገራት ንምጉዓዝ ዝጥቀምሎም ማሽናት እዮም ፡፡ንኣብነት መኪና፣ ባቡር ንስካትኩም ንምንቅስቃስ ታይ ትጥቀሙ?

ኣርማ ማለት ናይ ሓደ ዝኮነ ዓይነት ግልጋሎት ንረክበሉ ቦታ ምፍላይ። ንኣብነት፦ ናይ ንግዲ ትካላት መንግስታዊ ትካላት እዩ። ብፉሉይ ትዝክርዎ ኣርማ ኣለኩም ዶ ንስኩም ከ?

እጽዋት ማለት ኣብ ምድሪ ልግነዩ ብዓርሰም ምግቢ ለዳልዩ ሕይወትሎም ነገራት ምሎኦም እዮም እዚኣቶም ለ ሕም ኣትኽልቲ ሡራት ቈጥቋጥም ቈልቋልን የጠቓልን እጽዋት ልወዲ ሰብ ታይዒነት ጥቕሚ እኔህዎ?

ስራሕ፡- ስራሕ ማለት ንወዲ ሰብ ወሳኒ ነገር ኾይኑ ህይወቱን ሰድርኡን ልምምኅዳር ልግበር ናይ ኣእምሮ ወይ ከዓ ናይ ጕልበት ፃዕሪ እዩ፡፡ ንስኻትኩም ኸ ኣብ ምንታይ ዓይነት ስራሕ ተዋፊርኩም ትፈለጡ?

ፖሎቲካ ማለት ኅብረት ሰብ ሕሜይክ መሓደርን ሥልጣን ሕሜይክ መኣቕልን ሕምለለዎ ውሳነታት ኸመይ ሕምልግበር ዘረዮ ጶሎቲካ እቤት ኣብ ዓድና ኣብ ደረጃ ሕምለለዉ ይመስለኩም?

ንራባንዲራ ማለት ሓደ ሃገር ትካል ወይ ጐጅለ ልምወካድ ዘለጋልግል ምልክት ወይ ጣርቂዩ ባንዴራ ታ ተወሰነ ኅብርታት ቅርፂ ምልክትን ደለዎ ብልምዲ እዚኣቶም ልብክሉ ኣካል ታሪኹዩ ናይመን ኣዲ ባንዴራ ቀለም ኅሕብረ ኸ ተድንቁ?

ሙዚቃ፣ ሙዚቃ ማለት ናይ ደቕ ሰባት ስምዕት ዝገልጽ ኾይኖም ዘዘናግዑ ዘምህሩ፣ ዘነቓቕሑ ናይ ድምፂ ጥበብ እዮም። ንስኻትኩምኸ እንተይ ዓይነት ሙዚቃ ተዳምጽ ትኸሉ?

ጫማ፣ ጫማ ማለት ኣብ እግሪ ዝግበር ኾይኑ ካብ ጉዳት፣ ርሳሓት፣ ቁርን ካብ ኻሎኦት ጉዳት ንምክልካን የገልግልና። ጫማ ካብ ቆርበት ከማ ፕላስቲኽ ጨርቂ ኽስራሕ ይኸእል። ተወሳኪ ጫማ ካበይ ይስራሕ ኢልኩም ትሓስቡ?

ጥብን ባሃልን ጥብን ባህሉ ማለት ናይ ሓደ ሕብረሰብ መነት ምግላጽ መፍላይን ኣብ እጃም ይጻወት ኣብነት በርተቐርጢ ሙዜቃ፣ ስነ-ጽሑፍ ሥርዓ ተካድና ይጥቀሱዉ ንስካትኩም ባሃልኹም ትፈትውዶ?

ጫማ፡- ጫማ ማለት ኣብ እግሪ ልግበር ኾይኑ ካብ ጕድኣት፣ ርስሓት ፣ቑሪ ካብ ካልኦት ጉዳኣት ምክልኻል የገልግል፡፡ ጫማ ካብ ቆርበት፣ ጎማ ፣ኘላስቲኽ ፣ጨርቂ ዝስራሕ እዩ፡፡ ተወሳኺ ጫማ ካብ ታይ ይስራሕ ኢልኹም ተሓስቡ?

ስድራ ሓዳርን ብደም ዝምድና ማለት ወለድን ውላድም ኣሕዋት ተኣሳሰርሉ ሰባት እዮም፡፡ ሕ/ሰብ ማለት ካብ ስድራ ልዓብን ናይ ዝተፈላለየ ቤ/ሰብን ወልቀ ሰባትን ለካትት አዩ፡፡ ሕ/ሰብ ተስምዕሚዑ ንኽነበር ታይ ክገብር ኔሄዎ ትሓስቡ?

ሱፐርማርከት-ሱፐርማርኬት ማለት ወድ ሰብ ኽጥቀመሎም ልኽእል ኣብነት እንበልዖም፣ እንሰተትዮም፣ መሕፀቢ እንጥቀመሎም ኲሉ ነገራት ሓዊሱ ልሓዘ ናይ ንግዲ ትካል ቦታ እዩ፡፡ ካብ ሱፐርማርከት ብብዝሒ ትዕድግዎ ነገር እንታይ እዩ?

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካልእ ቦታ ዝንቀሳቐሱሉ ስርዓት ኾይኑ ተሽከርከርቲ ድማ ሰባትን ነገራትን ንምጉዕዓዝ ዝጥቀምሉ ማሽናት እዮም፡፡ ንኣብነት መኪና፣ ባቡር ስኻትኩም ከ ንምንታይ ንምንቅስቓስ እንታይ ትጥቀሙ?

ሕጊ ኽበርቲ ማለት ብሕጊ ዝተውሃቦ ምሠልጣን ተቐብሎም ሕጊ ዘኽሩ ናይ መንግሥቲ ኣካልዮም እዞም ኣካል እዚኦም ናይ ሕዝቢ ድኅነት ምሕላይ ገበ መክልኻን ገበ እንቲ ፍጸም ጕቡእ ቕፃዐት ምብሳድን ዋናሱርሖምእዩ ሕጊንክኽበር እንታይ ዒነት ግደ ኽጸወተሎ።

ተፈለጥቲ፡- ተፈለጥቲ ሰባት ማለት ተፈለጥቲ ብብዙሕ ሰባት ዝፍለጡ ልኽበሩ ሰባት እዮም፡፡ ብብዙሕ ጊዜ ብሞዮኦም ብፍልጠቶም ብስርሖም ወይ ድማ ብልገብሩዎ ስራሕ ተፈለጥቲ ክኮኑ ይኽእሉ እዮም፡፡ ንስኻትኩም ከ አንታይ ዓይነት ተፈልጥቲ ሰባት ክትፈልጡ ትኽእሉ?

ትምህርቲ መለት ደቂ ሰባት ኣተሓስብኦምን ኽእደቶምን ፍልጠቶምን ዘስፍሑሉ ዘማዕብሩሉ ናይ ፍልጠት መንገዲ እዩ ትምህርቲ ኻብ እንምርክበሎም ቦታታት ድማ ዩንበርስቲ ኮልጅ ይጥቀሱ ትምህርቲ ንምተይ ጠቅ ም ይኽንትሓሱ

መሠረታዊ ልማዓት ማለት ኣብ ሓደ ሃገር ማኅበራውን ቅጠባውን ን ዕቤየት ንምቕጻእ ዘሕግሥ ኾይኑ ኅብረሰ ኣብ ሓባር ሃምቲ ቆምሎም ኸምቲ ካልጥዕና ጽርግያ ኃይሊ መብራት፣ ባንኪ ዝኣመሰልእኦም ኣብ ዓድ እዂል መሠረታዊ ልማዓት ኣለዶ?

ስድራን ብሓዳር፣ ብደም፣ ዝምድና ማለት ወለድን ውሉድን ኣሕዋት ዝተኣሳሰርሉ ሰባት እዮም ።ሕብረተሰብ ማለት ካብ ስድራ ዝዓብን ናይ ዝተፈላለይ ሰባት ወልቀ ሰባትን ዘካትት እዩ። ሕብረተሰብ ተስማዕሚዖም ንክነብር ታይ ክገብር ኣለዎ ወይ ድማ ታይ ዓይነት እጃም ከውፊ ኣለዎ?

ዝድራ ብሓዳር ብደም ዝምድና ማለት ወለድን ውሉድን ኣኅዋትን ተኣሠሩሉ ሰባት እዮም ኅብረ ሰማነት ካብ ሥዳ ለዓብን ናይ ዝተፈልለ ቤት ሰባትን ውልቀ ሰባትን ደካትቱ ኅብረስተት ተስመዓሚዑን ኽነበር ተይ ክገብረ ኻም ዘለዎ ስገሎ

ትራንስፖርት ተራንስጶርት ማለት ሰባትን ነጋራትን ካብ ሓደ ቦታ ናብ ካልእ ቦታ ዘንቀሳቐሱሉ ሥርዓት ኮይኑ ተሽከርከርቲ ድማ ሰባት ነጋራትን ንምጕዓ ዝጥቖምሉ ማሽናት እዮም። ኣብነት መኪና ፣ባቡር፣ ንኻትኩምከ ንምቀ ሥቓስታኣ ይጥቖሙ?

ሕርሻ ማለት ደቂ ሰባትን እንሳትንምግብነት ዝጥቆመሎም ነጋራት ምግናይ እዩ፡፡ ሕርሻ ድማ መብዛሕቲኡ ጊዜ ኣብ ገጠር ብዓብይኡ ዝካየድ ስራሕ እዩ፡፡ ኣብ ዓድና ሕርሻ ናብ ዘመናዊ ንምምጻእ እንታይ ክትሠርሑ ኣለኩም?

ስራሕ ማለት ልወዲ ሰብ ወሳኒ ነገር ኾይኑ ህይወቱን ስድርኡን መምሕዳር ልግበር ናይ ኣእምሮ ወይ ናይ ጕልበት ፃዕሪ እዩ፡፡ ንስኹም ኽ ኣብ ምንታይ ዓይነት ስራሕ ተዋፈርኹም ትፈልጡ?

ሕጊ መኽበር ማለት ብሕጊ ዝተውሃቦም ሥልጣን ተጠቒሞም ሕጊ ብዝኽብሩ ናይ መንግሥቲ ኣካል እዮም እዞም ኣካል እዙዮም ናይ ሕዝቢ ድኅንነት ምሕላውን ወንጀ መክልካልን ገብንእንቲ ፍጸም ግቡ ቕጽዓት ሙሳድ ወናሥርሖም እዩ ሕጊ ንክኽበር እንታይ ዓይነት ግደንጸወት ኢልኩም ተሓሱ።

ኃይማኖት ኃይማኖት ማለት ኣብ መንጎ እመትካ እቲ ዝኣምን ሰብን ዘሎ ምጥእማን ኮይኑ ኣብ ዓለም ብዙኃት ኃይማኖት ኣለዉ ብዙኃት ኃይማኖትዊት ምርትበትውን ኣለዉ ሓይማኖት እንታይ ጥቕኒ ኣለዉ ኢልኁን ተኻሰተወሉ?

መስተ ማለት ብጠቕላላ ፈሳሲ ልኾነ ነገር ኮይኑ ልምሓጥ ወይ ጽሜንምዋይ ዘገልግል እዩ ናብነት ማይ ሻሕ ቡንና ሜስድሱስ መስተን ዘኣመስሎ ካብ ትፈትዎ መዕንታት መስተ።

ተራንስጶርት ማለት ሰባትን ነገራትን ካብ ሓደ ቦታ ናብ ካልእ ቦታዝንቀስኣሱሉ ሥርዓት ኮኑ ተሽከርከርቲ ድማ ሰባትን ነገራትን ምጕዓ ዝትቐምሉ ማሽንዮም ንኣብነት መኪና፣ ባቡር ንስኻቱሙኸድ ንምንቅስቃስ ኣይጥቖም?

ተፈጥሮን ኣካብን ማለት ኣካባቢ ኢልና ንጽዎ ሓደ ሰብ ምስቲ መሓብረ ሰብ ይነረሉ ቦታእዩ ተፈጥሮ ድማ ነቲ ኣብቲ ካቢናዘርካ ሰብ ባህርያቱ ካብ ዝገል ተፈጥራዊ ነገራት እዮም ተፈጥሮን ከባብ እንታይ ደስ ብሎ ኣለዎ?

ናገዛቕሖም ሃዘብሎዕለታዊ ዕይታት ልምስናት እንጥመሎም ኣቛት እዮም ሃም ኣብነት ንበኑዖም እንሰተ መቕሑፍ ተጠቀሥ እዮም ኣብ ዕለታዊ ናብ ራሆም ብበዘንትቲ ጥቀምምቕዓ እንታይ ንታይ እዮም ምዘርዛር ዘብሎ።

ሰብን ባህልን ናይ ሓደ ኅብረተሰብ መነነት ንምግላጽን ንምኅናፍን ዓቢይ ኢጃም ይጸወቱ። ንኣብነት ቕርፃ ቕርጺ፣ ሙዚቃ፣ ስነጽሑፍ ሥራዕተ ካድና ይጥቀሱ። ባህለኩም ትፍቱው ዶ ንስኻትኵም ከ ከመይ ኢኩም ኣብ ባህልኩም ዘለኩም ኣራኣእያ?

ኣርቴክቸር ፡-ኣቴክቸር ማለት ህፃታትን ኻልኦት መዋቕራትን ተግባራውነትን መልከዕ እንተነትን በለጋነዘር መልክዖም እተላምን ምፍጣርን ማለት እዩ ጥንታዊ ስነህንጻ ዝበሃሉ ከም የሓ፣ ሓወለቲ ኣኽሱም ይጥቀሱ፡፡ ንስኻትኩም ኸ ተድንቕዎ ጥንታዊ ስነ ህንፃ እኒሆ ዶ?

ኣትኽልትን ኣሕምልትን ማለት ንደቂ ሰባት ምግብነት ካብ ዘገልግል ነገራት እዮም። ብተወሳኺ ንኣብነት ሰላጣ ፣ቈስጣት ዝኣመሰሉ እዩ። ኣትኽልትን ኣኃምልትን ኣብ ምግብነት ብተወሳኺ እንታይ ዓይነት ጥቅሚ ኣለዎ ኢልኩም ትሓስቡ?

ባንዴራ፡- ባንዴራ ማለት ሓደ ሃገር ትካል ወይ ጕጅለን ንምውካል ለገልግል ምልክት ወይ ጨርቂ እዩ፡፡ ባንዴራታት ተወሰኑ ሕብርታት ቅርጺ ምልክት ለለዎ ብሉሙድ እዚኣቶም ልዉክል ኣካል ታረኽ ከንጸባሩቑ የኸአሉ ፡፡ንስኻትኩም ኸ አንታይ ዓይነት ባንዴራ ትፈልጡ?

እስፖርት ማለት ኲሉ ዓይነት መንቀሥቃስኾይኖ ንጥዕናና ንምሕላው ኣካላውላዊጥኒ ምፃን ዘሕግዘና መንቀሥቓስዩ ንኣብነት ክዑሶ፣ ጕያ ግሪት ዛመሶሊ እዮም እንትይ ዓይነት እስፖርት እናይ ምሥራህ ክእለለት ኣሎ።

መሰርታዊ ልመዓት ኣብ ሓደ ሃገር ማኅበራምን ቅጥባዉን ዕቤት ቕጻል ዘሕጊ ዝኾይኑ ሕብረ ሰብ ሃባር እምጥቁምሎም ጥካላት ጥዕና፣ ፂርጋያ ፣ኃይልመብረሃቲ፣ ባንከይ ሕምዕብነት ይጥቀስ ኣብ ዓድና እዂል መሠረተውኣልማዕት ኣለ ኢልኩም ተሓሱቡ?

ናይ ገዛ እንስሳ እንብሎመ ምስ ወዲ ሰብ ተላሚዶም ክነብሩ ልዂእሉ እንስሳ ኾይኖም ሃም ድሙ ኸልቢ ዝኣመሳሰሉ እዮም፡፡ ናይ ዱር እንስሳ ከዓ ምስ ወዲ ሰብ ተሓዊሶም ክነብሩ ለይኽእሉ እንስሳ እዮም፡፡ ኣብነት ነብሪ፣ ኣምበሳ ካብ ናይ ዱር እንስሳታት ትፈርሕዎ ነገር....

መሳርሒ፡- መሳርሒ ማለት ሰባት ናይ ዕለታዊ ተግባር ክፍፅሙሎም ዝጥቆሙሎም ነገራት ወይ ኣቑሑት ክኸውን ይኽእል ብዙሓት መሳርሕታት ኣለዉ፡፡ ኲሎም መሳርሕታት ኣድለይቲ እዮም ኢልኹም ሓሲብም ትፈልጡ ዶ?

ቤት ምግብን መስተን ዝተፈላለዩ ሕብረተ ሰብ ናይ ምግብን መስተን ግልጋሎት ዝህቡ ኾይኖም ዝተፈላለዩ ናይ ምግብን መስተን ኣቕሪቦት ዘቐረብሉ እዩ፡፡ ኲሎም ቤት ምግብን መስተን ደስ ይብሉ ዶ ወይስ ኸመይ?

ቤት ምግብን መስተን ዝተፈላለየ ኅብረ ሰብ ናይ ምግብን መስተን ድልጋኖት ዘምሚ ኾይኖም ዝተፈላለዩ ናይ ምግብታት መስታን ኣቕርቦት ዘቕሩ ብለዩ ዂሎም ቤት ምግብን መስተን ደሲቡሎ ወይ ሳሓመዮም

ኣርትከር ማለት ሕንጻታትን ኻልኦት መዋቕራትን ተገባራዉነትን መልከእን ድኅንነትን ብለጋናዘበ መልክዑ ምተላምን ምፍጣርን ማለትዩዩ እንታሙስን ሕንፃ ዝበሃሉ ኸም ኢኻ ሓበልታ ኣኽስም ከም ኣብነት ይጥቀሱ ንስኻት መኸተናወጥ እንታምስን ሕንፃ ኣለሎ

ኣርቴክቸር ማለት ሕፃታትን ሃለዎት መዋቅራትን፣ ተግበራውነትን፣ መልከዕን ድኅነትን ብለጋናዘበ መልክዑ ምተላምን፣ ምስፍርን ማለት እዩ። ጥንታዊ ስነ ሕንፃ ዝበሃሉ ከም ይሓ፣ ሓወልቲ ኣኽስም ይጥቀሱ። ንስኻትም ከ ተድንቀዎ ጥንታዊ ስነ ሕንፃ ኣሎ ዶ?

ናይ ኣገዛ ኣቝሑታት ማለት ዕለታዊ ዕዩታት ልምስላት ዝጠቕሙና ኣቕሑ ኾይኖም ናይ ቢሮ ኣቑሑት ድማ ኣብ ቢሮን እንጥቀመሎም ኣቝሑታት እዮም፡፡ ኣብነት ጠረቤዛ ኣቕሑ ኣብ ቢሮኹም እንታይ እንታይ ዓይነታት ኣቕሑታት ኢኒኤኩም ኢልኩም ትሓስቡ?

ፀጕሪ፡- ፀጕሪ ማለት ኣብ ደቂ ሰባት ካልኦት መጥበብቲ እንስሳታት ኣብ ልዕሊ ቆርበት ዝበቁል ክሪ ልመስል ነገር እዩ፡፡ ጥቕምታት ፀጕርን እብሎም ነገር እንብሎም መፍላይን ሙቐት ይካላኸል፡፡ ን ስኹም ከ ፀጕሪ ልምንታይ ይጠቕም ኢልኩም ተሓሰቡ?

ጥበበብን ባህልን፣ ጥበበብን ባህልን ማለት ናይ ሓደ ኅብረሰብ ማኒነት ንምግላጽ ንምክናርን ዓብይ እጃም ይፃወት። ኣብነት ቐርፃ ቐርጺ፣ ሙዜቃ፣ ስነጽሑፍ ሥርዓት ኣካድና ይጥቀሱ። ንሳትኩም ከ ኣብ ባህል ዘለኩም ኣራኣእያ ከመይ ኢኩም?

ሃይማኖት፡- ሃይማኖት ማለት እምነት መሰረት ገይሩ ሥርዓት ትምህርቲ ወይ ናይ ኣምልኾ መንገዲ ማለት እዩ፡፡ ሃይማኖት ናይ ሞራል ናይ ስነ ምግባር መምርሒ የዘጠቓልል እዩ፡፡ ስኹም ከ ኣብ ሃይማኖትኩም ዘለኩም ኣራኣእያ ከመይ እዩ?

ጸጕሪ፡- ጸጕሪ ማለት ኣብ ደቂ ሰባት ኻልኦትን መጥባብዕ ዕሣህት ኣብ ልዕለቕ ወርባት ትልበቅል ክረይ ልመስነጓዱ ጥቕምታት ጸጕሪ ካብ ኖብሎም ምቕት ይከላኸል መጋየጽን መፍላይን ወርበት ካብ ጕዳት ይከላኸል ንስኹም ከ ጸጕሪ ንምንታይ ጠቕመና ኢልኩም ተሓስቡ?

ናይ ገዛ እንስሳ ንብሎ ምስ ወድ ሰብ ተላሚዶም ክነብሩሉዂሉ እንስሳ ኾይና ከም ፣ድሙ ፣ኸልቢ ዝመሰለ እዮም ናይ ድር እንስሳ ድማ ምስ ወድ ሰብ ተኃዊሰብ ክነብሩ ዘይኸሉ እዮም። ንኣብነት ከም ነብሪ ፣ኣንበሳ ፣ካብ ድር እንስሳ ትፍርሕውመን እዩ?

ስፐር ማርኬት፡- ሱፐር ማርኬት ማለት ወዲ ሰብ ክትቀመሎም ልኽእል ኣብነት እንበልዑም እንሰቶም ንምሕጸቢ ንጥቀመሎም ኲሉ ነገራት ሓዊሱ ልሓዘ ናይ ንግዲ ቦታ እዩ፡፡ ካብ ስፐር ማርኬት ብበዝሒ ትዕድግዎ ነገር እንታይ እዩ?

ትምህርቲ፡- ትምህርቲ ማለት ደቂ ሰባት ኣተሓሳስበኦምን ኽእለቶምን ፍልጠቶምን ዘስፍሕሉ ዘማዕብልሉ ናይ ፍልጠት መንገድ እዩ፡፡ ትምህርቲ ኻብ እንረኽበሎመ ቦታታት ድማ ዩንቨርስቲ ፣ኮሌጅ ይጥቀሱ፡፡ ትምህርቲ ንምንታይ ይጠቕመና ኢልኩም ተሓስቡ?

መስተታት ማለት ጠቕለላ ፈሳሲ ልኾነ ነገር ኾይኑ ለምውሓጥ ወይ ጽምኢል ምርዋይ ጸጋልግል እዩ ናብነት ማይ፣ ሻሕ፣ ቡና፣ ሜስ፣ ልሱ ፣መስተን የካትት ካብ ትፈትዎም ልሱዱስ መስተን ስኻትምፈግረፁ?

ባንደራ ባንዴራ ማለት ሓደ ሃገር ወይ ጕጅለል ምወካል ለገልግል ምልክትወይ ጨርቂዮ ባንዴራል ተወሠነ ኅብርታት ቕርፂ ምልክታትንደለዉ ኾይኑ ልውክል ኣካል ታሪኽ ዕላማ ኸንፃባርቕ ይኽእ ናይ መን ባንዴራን ጠርነት?

ስራሕ ሰብ ንህይወቱ ንምኽብካብ ዝገብሮ ተግባር እዩ። ብስራሕ ገንዘብ ይረክብን ክእለቱ ይዳብርን ይደግፍን። ስራሕ ንሕብረተሰብ ምዕባለ ዝሓግዝ እዩ።

ሥድራን ብሃዳድ ብዳም ዝምድና ማለት ተወለድን ፣ውሉድን ፣ኣኅዋት ተኣሰሉ ሰባት ሕብረተ ማለት ካብ ሥድራ ዓብን ላይ ል ተፈላላዩ ቤት ሰባት ወልቂ ሰባት መካትት ሕብረትሰት መዓሚዮን ኽነበሩ ተይገብር ኣሎ?

መጋየፂ መጋይፂ ማለት ነገራት ምልኩዓትን ሰሓብትን ምግባር ልግበር ይኾን የኹን ኣይነት ተግባርዩ ዕላምዑሎ ብዙኅ ጊዜ ጥባቕ መፍጣርን ፍሊድበል ምግባርኒ ካብቶም ነጊጸምነፈን ነገረት ተሓፍዎም እንተይንተይዮ?

መጋይ ጽማለት ነገራት ምንኰዓትን ሰሓትል ምግባር ልግበር ልኾኑ ዓይነት ተግባርእዩ ዕላም ኡለብዙኅ ጊዜ ጽበቕ መፍጣርን ፍል ልበለ መግባርን እዩ ካብቶም ነጊጾም ንኽል ነገራት ኢልኹምትሓስብዎም እንታይ እንታይ እዮም

ጫማ ፡-ጫማ ማለት ኣብ እግሪ ዝግበር ኾይኑ ካብ ጕዳኣት ካብ ቁሪ ካብ ኻለኦት ጉድኣት ምክልካል የገልግል፡፡ ጫማ ካብ ቆርበት፣ ጎማ፣ ኘላስቲክ፣ ጨርቂ ክስራሕ ይኽአል፡፡ ብተውሳኺ ጫማ ካበይ ክስራሕ ይኽእል ኢልኩም ትሓስቡ ትኾኑ?

ትምህርቲ፣ ትምህርቲ ማለት ደቕሳባት ኣትሓሳስብኦምን፣ ክእለቶምን፣ ፍጠቶምን ዘስፊሑሉ ዘማዕብሉሉ ናይ ፍልጠት መንገድ እዩ። ትምህርቲ ካብ ዘለዎ ቦታታት ድማ ዩንበርስቲ፣ ኮሌጅ ይጥቀሱ። ትምህርቲ ንምንታይ ይጠቕም ኢልኩን ትሓስቡ?

ጥበብን ባህልን ማለት ናይ ሓድ ሕብረተ ሰብ መንነት ንምግላጽ ንመለለይን ኣብይ እጃምን ይጻወት። ኣብነት ቀርፃ ቐርጺ፣ ሙዚቃ፣ ስነ -ነጽሖፍ፣ ሥርዓት ኣካድድና ይጥቀሱ። ንስኻትምከ ባህልኹም ትፈትዶ?

ሙዚቃ ማለት ናይ የቂ ሰባት ስሚዒት ዝገልጽ ኾይኑ ዘዘናጕዑ፣ ዘምህሩ ፣ዘነቓቕሑ ናይ ድምፂ ጥበብ አዮም፡፡ ንስኻትኩም ከ እንታይ ዓይነት ሙዚቃ ተዳምፁ ትኽእሉ ወይ ድማ ኽተድነቑ ትኸእሉ?

ንግድን ምትዕድዳግን-ንግድን ምትዕድዳግን ማለት ሂብካ ምቕባል ማለት እዩ፡፡ ግዘኻን ጉልበትካን ተጠቒምካ ዘፍረኻዮ ምህርቲ ንስኻ ክተፍርዮ ዘይከኣልካ ምህርቲ ምቕያር ማለት እዩ፡፡ ንኣብነት ኣትክልቲ ነፍርይ እንተኾይንና ብገንዘብ ንቕይሮ፡፡

ንግድን ምትዕድዳግን ማለት ሂብኻ ምቕባል ማለት እዩ። ጊዜኻ ጕልበትኻ ተጠቂምካ ዘፍረኻዮ ምህርቲ እስኻ ኽተፍረዮ ዘይከኣልካዮ ምሕርቲ ምቅያር እዩ። ኣብነት ኣትኸልቲ ነፍር እንድሕር ኾይንና ብገንዘብ ንቐይሮ ኣብ ንግድ ን ዘለኩም ኣረኣእያ ከመይ እዩ?

ኣትክልትን ኣሕምልትን ማለት ንምግብነት ካብ ዘገልግሉ ተኽልታት እዮም፡፡ ኣትክልትን ኣሕምልትን ካብ ዝብሃሉ ቖስጣ፣ ሰላጣ ቦምን ይጥቀሱ፡፡ ልህብዎ ጥቕምታት ጥንካረን ዕቤትን ድማ ይጠቕመና፡፡ ንስኻትኩም ከ ንምታይ ይጠቕሙ ኢልኩም ትሓስቡ?

ፀጕሪ፡- ፀጕሪ ማለት ኣብ ደቂ ሰባት ካልኦት መጥበውቲ እንሳታት ኣብ ልዕል ቆርበት ልበቕል ነገር መስል ኾይኑ ጥቕሙታት ፀጕሪ ካብ ንብሎን ሙቐት ይከላኸል፡፡ መጋየፅ መፍለይ ቆርበት ካብ ጉድኣት ይከላኸል፡፡ ስኹም ከ ጸጕር ንምታይ ንጠቅም ኢልኩም ትሓስቡ?

መጋየፂ፡-መጋይፂ ማለት ነገራት ምልኩዓትን ሰሓብትን ንምግባር ልግብር ዝኾነ ይኹን ተግባር እዮ፡፡ ዕላምኡ ለለ ብዙሐ ጊዜ ጥባቕ መፍጣርን ፍልይ ዝበለ ምግባርን እዩ፡፡ ካብፍቶም ነጊፆም ከ ነገራት ኢልኽም ትሓስብዎም ነበረት እንታይ እንታይ እዮም?

ናይ ገዛ ኣቑሑ ማለት ሰባት ኣብ መንበሪኦም ዝርከቡ ኾይኖም እዙይ ድማ ዝተፈላለየ ስራሕትታት ይቐርቡ፡፡ ንኣብነት መንከሽከሽ፣ መኾስተር፣ ሽሓነ ወዘተ ናይ ገዛ ኣቑሑ እዮም፡፡ ባህሊ ዝተኣሰር ነገር ኣለዎም ዶ?

ኣርክቴክቸርን፡- ኣርክቴክቸር ማለት ህንፃታት ኻልኦት መዋቕራትን ተግባራውነትን መልከዕን ድሕኑነትን ብለጋናዘበ መልክዑ ምትላምን ምፍጣርን ማለት እዩ፡፡ ጥንታዊ ስነ ህንፃ ልባሃሉ ኸም የሓ፣ ሓወልቲ ኣክሱም ይጥቀሱ፡፡ ንስኻትኩም ከ ተድንቕዎ ስነ ህንፃ ዶ ኣሎ?

መጋየት ማለት ነገራት ምልኰዓትን ሰሓብትም ነግባር ኢልግበር ልኾነ ዓይነት ተግባር እዩ። ዕላም ኡለብዙኅ ጊዜ ጥበቐ ምፍጣርን ፍሊልበለእ መግባርን እዩ ። ካብቶም ነጌጾም ንኽል ነገራት ኢልኩም ተሓስብዎም እንታይ እንታይ እዮም?

ትምህርቲ ማለት ደቂ ሰባት ኣተሓስስብኦምን፣ ክእለቶምን ፣ፍልጠቶምን ዘስፍሕሉ ዘማዕብልን ናይ ፍልጠት መንገዲ እዩ። ትምህርቲ ኻብ እንርኽበለ ቦታታት ድማ ዩንቨርስቲ፣ ኮለጅ ይጥቀሱ። ትምህርቲ ንምንታይ ይጠቅም ኢልኩም ትሓስቡ?

ዜና፡- ዜና ማለት ካብ ጠቀምቲ ፍልፍላት ናይ ምብጋስ ግዚኡ ዝሓልፍ ጥቓምን ፍፃመታትን ወሞያ ሓበረይታ እዮም። ዜና ብዝተፈላለዩ መንገታት ክመሓላለፍ ንሰምዕ። ንስካትኩም ከ እንታይ ዓይነት ዜና ሰሚዒኩም ትፍልጡ?

ስራሕ፡- ስራሕ ማለት ንወድ ሰብ ወሳኒ ነገር ኾይኑ ህይወቱን ስድርኡን ንምሕዳር ልግበር ናይ ኣእምሮ ወይ ናይ ጕልበት ፃዕሪ አዩ፡፡ ንስኹም ከ ኣብ ምንታይ ዓይነት ስራሕ ተዋፊርኩም ትፈልጡ?

ትራንስፖርት ማለት ሰባት ነገራት ካብ ሓደ ቦታን ኣብ ኻልእ ቦታ ዘንቀሳቕሱሉ ስርዓት ኾይኑ ተሽከርከርቲ ድማ ሰባት ነገራት ምጉዕዓዝ ዝጥቀምሎም ማሽናት እዮም፡፡ ንኣብነት መኪና ፣ባቡር ንስኻቶም ንምንቅስቓስ ታይ ትጥቀሙ?

ሃይማኖት-ሃይማኖት ማለት እምነት መሰረት ገይሩ ስርዓት፣ ትምህርቲ ወይ ናይ ኣምልኾ መንገዲ ማለት እዩ፡፡ ሃይማኖት ናይ ሞራል ስነ ምግባር መምርሒ ዘጠቓልል እዩ፡፡ ናይ ኣምልኾ ህይወት ስርዓትና ልምዲ ንኣብነት ጸሎት፣ መስዋእቲ፣ በዓል የካትት፡፡ ንስኹም ከ ኣብ ሃይማኖት ዘለኩም ኣራእያ ከመይ ኢኹም?

ተፈለጥቲ ሰባት፣ ተፈለጥቲ ሰባት ማለት ብብዙኅ ሰባት ልፍለጡ፣ ልኽበሩ ወልቀ ሰባት እዮም። ብዙኅ ጊዜ ብሞዮኦም፣ ብኽእለቶም፣ ብስርሖም ወይ ድማ ብልገብርዎ ኣይነት ተግባር ክኾነ ይኸእል እዩ። እስካትኩም ከ ታይ ዓይነት ተፈለጥ ሰባት ትፈልጡ?

መጋየፂ ማለት ነገራት ምልኩዓትን ሰሓብትን ምግባር ልግበረል ኾነ ዓይነት ተግባርዩ ዕላም ወለብ ብዙኅ ጊዜ ጽባቕ መፍጣርን ፍሊይ መለእ መግባርኒ ዩ ።ካብቶም ንገልጾም ንኽእል ነገራት ተሓስቢዎን እንተይንተይ እዮም?

ኣርማ ማለየት ናይ ሓደ ዝፎን ዓይነት ግልጋለት እንረኽበሉ ቦታ መፍልየ መለክትዩ ንኣብነት ናይ ንግድ እትካል መንግሥታዊትካል ኻልኦት ይጥቀሱ ብፍሊት ዝክርዎ ኣርማ ኔዶ።

ናዜና ማለት ኣብ ተኣመንቲ ፍልፍላት ድምብጋስ ጊዜኡ ዝኃለየን ጠቓማይን ፍጻምታት ወይ ሃብርሀት እዮምዜና ም ዝተፈላለየ መንገድታት ይፍኖ እንታይ ዓኛት ዜና ኸተምኾን ዝፈልጡ ኣብ ሕይወት?

ፋሽን ማለት ናይ ሰባት መንነት ድልየት ዝገልጽ ዓርሲ እምነት ምኸልዋና ዘንገብር ኾይኑ ኣብ ክዳውንቲ ጫማ ናይ ዝጸጕራሠራርኃ ናይ ቕድለዉጢ ማለት እዩ ንስኻቱኩም ከብ ፋሽንተ ተኸትልቲ ደኹም

ኣርማ ኣርማ ማለት ናይ ሓደት ኾነ ኣይነት ግልጋሎት ንረኽቦ ቦታ ብምፍላይ ለዓብነት ናይ ነግድ ትካላት መንግሥታዊ ትካላት እዮም። ፍፍሉትዘክርቡ ኣርማ ኣለኹም ንስካትኩም ከ

ትመስተታት ብጠቕላላ ፈሳሰ ልኾነ ነገር ኾይኑ ልምምሓጥ ወይ ጽሜል መርዋይ ለገልግልዩ ኣብነት ኸም ሻሕ ማይ ኹና ሚስ ልስልስ መስተ የኳትት ካብ ትወትዎ ልሱስ መስተ ክነጹ።

እፅዋት ኢልና ን ጽዉዖም ኣብ ሓደ ካዋዊ ዘርከቡ ኣናእሽተይን ኣብ ቤትን ተኸልታት ኮይኖም ንዝተፋልለይ ግልጋሎት ሥብዕል እዮም ኣብርነት ካብ መድኃኒት ነላዲእ ወዘተ ዕጽዋት ካብ ምልታይ ረኽቦም ንኸል ኢል ኽምትሓሱ?

ሕርሻ ማለት ንተቕሰዋትን እንስሳትን ንምገብነትን ጥቀመሎም ነገራት ንምግናይ እዩ። ሕርሻ ድማ መብዛሕእት እዩ፤ ጊዜ ኣብ ገጣርን ኣከባብኡን ዝበቅል ነገርዩ ዘመናዊ መንገዲኖ ንጻእ እንተይሠር ሕለምታ?

ንግድን ምትድለግን ማለት ሂብኻ ምቕባር ማለትእዩ ጊዜኻ ጕልበትካት ተጠአምኳ ለፈኻ የምበርስቲ ሰሓ ኽትፍረ ብልክ ካልካዮም ምህርቲ ምቕያርዩ ኣብ ነት ኣቲ ክልቲ ነፍር ንድኅሪ ኾይንና ብገንዘብ ምቕይሮ ኣብ ንግዲ ሕመይ ኢኹም

ሙዚቃ ፡- ሙዚቃ ማለት ናይ ደቂ ሰባት ስሚዒት ዝገልፅ ኾይኑ ዘዘናግዑ፣ ዘምህሩ፣ ዘናቓቕሑ ናይ ድምፂ ጥበብ እዮም። ንስካትኩም እንታይ እንታይ ዓይነት ሙዚቃ ተዳምጹ ትክእሉ?

መጋየጺ መጋይፂ ማለት ንገራት ምጥፋዓትን ሰሓብትን ንምግባር ልገበርን ዝኾን ይኹን ዓይነት ተግባርዮ ዒላም ምኡ ብዙኅ ጊዜ ጽባቐ መፍጣርን ፍሊልበለም ምግባሩትልዑ ካብቶም ነጌይጾም ነገራት ኢልኹም ተሓስዎ እንታይንታ ዮም።

ናይ ገዛ ኣቝሑታት ማለት ዕለታዊ ዕዩታት ንምስላጥ ዝጠቅመና ኣቅሑ ኾይኖም ናይ ቢሮ ኣቕሑ ድማ ኣብ ቢሮ ንጥቀመሎም ኣቝሑት እዮም። ኣብነት ጠረቤዛ ኣቑሑ ኣብ ቢሮኹም እንተይ አንታይ ዓይነት ኣቕሑ ኣለኩም?

ፖሎቲካ ማለት ሕብረተ ሰብ ኸመይ ኽመሓድር ሥልጣን ኸመይ ክመቃቀል ሃምምለለዎ ወሳነ ሃመይ ሐምልግበር ማሕበረ ሰብ ኸመይ ክመሓደር ልውስን ከይዲ እዩ፡፡ ፖሎቲካ ዕቤት ኣብ ዓድና ኣብ ደ ረጃ ሃምለሎ ኢልኹም ትሓስቡ?

መጋየፂ- መጋየፂ ማለት ነጋራትን ምልኩዓትን ሰሓብትን ንምግባር ልግበር ዝኾነ ይኹን ዓይነት ተግባር እዩ፡፡ ዕላምኡ ለ ብዙሕ ግዜ ፅባቐ ምፍጣርን ፍልይ ልብል ምግባር እዩ፡፡ ካብቶም ክነግይፆም ንክእሉ ነገራት ኢልኩም ትሓስብዎም ነገራት እንታይ እንታይ እዩ?

መዝናነይ ቦታ ማለት ጠኽሳባት ክዘናጕዕሉ ኣእምሮኦም ክልጐጥሉ ካብ ጥኽሉብ ቦታታት ኮይኑን ብኽልተ መንገዲ ድማ ክምቀለፈ ብሠራሕን ተፈጥራዉን ኣብ ሓደ ከዋቢ ዙኅ ምዘናጊዕ ቦታ ይህልው ኢልኩም ዶ ተሓስቡ?

እንተ ሰብሓ ዳር ብደ ብዘምድና ኣለቱውን ወለጅን ውልድን ኣኅማትን እተኣሠሩ ሰባት እዮም ኅብረሰ ማለት ካብ ሥድራ ለዓብ ናዊዝተፈላል ቤት ሰባትን ወልቀ ሰባትን ጕድለተትለካ ትትዩ ኅብረስተት ተስማዓሚዑ ልኽነበርት ኣይገብረ ኣለ።

ስፖርት ማለት ኲሉ ዓይነት ኣካላዊ ምንቕስቓስ ኮይኑ ጥዕናና ንምሕላው ኣካላዊ ለውጢ ንምምፃእ ዝሕግዘና ምንቕስቓስ እዩ፡፡ ንኣብነት ኩዑሶ ዕግሪ፣ ጉያ ታይ ዓይነት ስፖርት ናይ ምስራሕ ልምዲ ኣለኹም?

መጋየፂ፡- መጋየፂ ማለት ነገራት ምልኰዓትን ሰሓብትን ንምግባር ልግበር ልኾነ ይኹን ዓይነት ተግባር አዩ፡፡ ዕላምኡ ለ ብዙሕ ጊዜ ፅባቐ ንምፍጣርን ፍልይ ልበለ ምግባርን እዩ፡፡ ካብቶም ነጊፆም ንኽእል ና ተሓስብዎም ነገራት እንታይንተዩ

መሳርሒ፣ መሣርሒ ኢልና ንጽዉዖ ሓደ ሰብ ዕለታዊ ስርሑ ንምስራሕ ኢሉ ዝጥቃማሉ እንትዉን ብዙሓት ዓይነታት መሳርሒ ኣለዉ። ኲሎም መሳርሕታት ንፅቡቕ ገልጋለት ዶ ይውዕሉ ወይስ ንሕማቕ ነጋራት ኢልኩም ትሓስቡ?

ፖለቲካ፣ ፖለቲካ ማለት ሕብረተ ሰብ ከመይ ክመሓደር ስልጣና ኸመይ ክማቐል ከምዘለዎን ውሳነታት ከመይ ከም ዝግበርር ማሕበረ ሰብና ኸመይ ክመሓደር ዝውስን ከይዱ እዩ። ፖለቲካ ዕብየት ኣብ ዓድና ኣብይ ደረጀ ኢልኹም ትሓስቡሕ?

ፋሽን ፋሽን ማለት ናይ ሰባት ማኑነት ድልየት ዝገልጽ ዓርስ እምነት ምክህልወና ዝገብ ኾሪኖ ኣብ ክዳውንቲ ጫማ ናይ ጸጉረሪ አሠራርኃ ናቕድ ለውጢ ማለቲዩ ንሶምከት ስፋሽን ተኸተልቲ ዲኩም?

ኣርክቴክቸር ንህንጻታትን መንደቓትን ምንዳፍን ምድላውን ዝመሃር ስነ-ጥበብ እዩ። ህንጻ ጽቡቕ፣ ውሑስን ንህይወት ተገቢን ክኸውን ይሕግዝ። ኣርክቴክቸር ስነ-ጥበብን ሳይንስን ብሓባር ይጠቕም።

ንግድን ምትዕድዳግን ማለት ሂብኻ ምቕባል ማለት እዩ። ጊዜኻን ጕልበትካን ተጠቅምካ ለፍረኻዮ ምሕርቲ ንሰኻ ክተፉርዮ ዘይከኣልካ ምህርቲ ምቕያር ማለት እዩ። ኣብነት ኣትክልቲ ነፍር እንድሕር ኾይና ብገንዘብ ንቕይሮ ኣብ ንግዲ ዘለኩም ኣራኣእያ ከመይ ኢኩም?